ቦንዳ ማለት ኣብ ሃገርና ካብ ዝተፈላለየ ሃገራት ብዝተፈላለዩ መልክዕ ዝኣቱ ኮይኑ ፣እዚ ድማ ኣብ ትሕት ዝበለ ማሕበረሰብ ካብ ዘለው ሃገራት ተጠቃምነት ዘለዎምን ተፈታውነት ዘለዎ እዩ ምክንያቱ ካብ ትክክለኛ ክዳን ማለት ውን ካብቲ ሓድሽ እንብሎ ክዳን ብዋጋ ትሕት ኣብ ኩሉ ህዝቢ ተማርፅነትን ዝላዕለ ተፈታውነትን ዘለዎ እዩ።

ባንኪ ማለት ካብቶም ብመንግሥትን ብወልቀ ስራሕቲ ዝስርሑ ድርጅታት ኾይኑ፣ ባንኪ ንዝተፈላልዩ ሰባት ዝተፈላልዩ ግልጋሎት ዝህበና ኾይኑ፣ ካብቶም ዝህኡና ግልጋሎት ሓደ ድማ ቕርሺ ምቅማጥን ምዉፃዕን ካብ ካልእ ሃገር ዝተልኣከልና ቐርሺ ንሙውፃእ ሽርፍታት ምትራፍ ካብ ዝጠቕምና ጠቕምታት ሓደ እዩ።

ዳቡናን እንዳ ምግብል ካብቶም ሰባት ብዙሕ ጊዜ ኻብ ዝጥቀምሎም ናይ ንግዲ ማኣኸል ወይ ድማ ትርፊ ኻብ ዝረከቡሎም እቶም ሓደ ኾይኑ ዝተፈላለይ ሰባት ኣብ ዝተፈላለየ ጊዜ ናዉታትን ዝተፈላልዩ ግልጋሎታት ዝረኽቡሉ ኾይኑ እቲ ኣብ ዕረፍቲ ጊዜ ይኹን ኣብ ዝተፈላለየ ጊዜ ተፈላለየ ድልየትና ንምግናይ ካብ ንጥቀመሎም ንግድታት ማእኸል ወይለለ ንጥቀም ካብ ነግንየሎም ሓደታት እዮም፡፡

ሕብረት ስራሕ ማለት ዝተፈላለዩ ሰባት ብሓባር ኾኖም ዘዋፍርዎ ወይለለ ዝሰርሕሉ ስርሕ ኾኑ እዙይ ድማ ኣብ ሃገር ዝለዓላ ኣበርክቶ ወይለለ ዝላዕለ ናይ ልምዓት እጃም ዘለዎ ኮኑ ብዙሓት ሰባት ድማ ከገልግሉ ይኩን ክግልገሉ መንገዲ ዝከፍትሉ እዩ።

ርሊስቲት ማለት ብዘመናዊ መልካ ዓመሪክ ተሠርሐኾኑ እዙይ ድሞ ዝተፈላለይ ሰባት ኣብ ተፈላለይ ቦታ ኽመጡሉ ልኽእሉ እዩ ርሊስቲት ድሞ ክሽወጥ ወይለላ ብክራይ መልከ ጸኒሖም ክነውሩሉ ልኽእለሉ እዩ

ናይ ፃባ ምሕርቲ መሸጢ ቤታት ማለት ዝተፈላለዩ ናይ ጸባ ውፂእታት ዝሽወጠሉ ቦታታት ኮይኑ ካብቶም ናይ ጸባ ውፂታት እንብሎም ሓደ ጸባ፣ ርጕኦ፣ ኣጅቦ፣ ሕቋን ኾይኖም ዝተፈላለዩ ሰባት ዝተፈላለዮ ኣገልግሎት ዝረኽቡሉ ቦታ እዩ።

ዕዳጋታትን ሱፐር ማርኪታትን ካብቶም ሕዝብታት ወይለለ ሰባት ብዙሓት ኣገልግሎት ካብ ዝረኽቡሉን ዘግልግሉን እቲ ሓደ ናይ ንግዲ ማኣኸል ኾይኑ ዕዳጋ ማለት ሰባት ሸየጥትን ገዛኣትን ዘራኽብ ቦታ ኾይኑ ሸየጥቲ እቲ ዝደልይዎ እቲ ዘቐረብዎ ኣቕሓ ንምሻጥ ፣ገዛእቲ ድማ እቲ ዝደልይዎ ኣቕሓ ንምሻጥ ዝጥቀሙሉ እዩ፡፡

ናይ መንግስቲ ኤሌትሮንክስ ኣገልግሎት ናይ መንግስቲ ኤሌትሮንክስ ኣገልግሎት ማለት ብመንግስቲ ተዋሂቦምና ኣብ ዕለታዊ መነባብሮና ዝተፈላለዩ ስራሕቲ ንኽንሰርሓሉ ኻብ እንጥቀመሎም ኤልትሮኒክሳት ሓደ ኾይኑ ንኣብነት ኣብ ዕለታዊ መነበሮ ካብ እንጥቀመሎም ኤሌትሮንክሳት ዝብሃሉ ሓደ ቖፃሪት እዩ፡፡

ኢንሹራንስ-ኢንሹራንስ ማለት ኣብ ዕለታዊ ኣብ መነባብሮና ዝተፈላለዩ ፀገማት ክብጽሐና ይኽእል፡፡ ካብቶም ፀገማት እቲ ሓደ ለለ ኣብ ሕይወትና ሓደጋ ኽበፅሐና ይኽአል፡፡ ስለዚ ንሕና ሓደጋ ክበፅሐና እንተሎ ነቶም ዝተረፉ ቤተ ሰብና ወይለለ ስድራና ደገፍ ብምዃን ዝሕግዝ ተቛም ወይለለ ድርጅት እዩ ማለት እዩ፡፡ እዚ ድማ ኣብ ሃገርና

ሆቴላት ማለት ኣብ ክፋላት ሃገርና ካብ እንጥቀመሎም እቶም ዓበይቲ ወይ ድማ ናይ ግልታት ዝኾኑ ማለትም ብዙሕ ሰብ ካብ ዝጥቀመሎም ግልጋሉታት ሓደ ኾይኑ፣ እሱ ድማ ኣብ ሆቴላት ብዙሕ ሰብ ናይ ግልጋሎት እንህበ ካብ ዝብሃወሎም ሓደ ድማ ናይ መስተን ናይ ብልዕን ናይ መደቀስን ወዘተ እዮም።